እዚ ኣብ ምስሊ ንሪኦ ዘለና ገዛ ወይከዓ መንበሪ ኣብ ዝተፈላለዩ ከባብታት ገጠራት ትግራይ ዝውቱር ዝኾነ ጎጆ ተባሂሉ ዝጽዋዕ ባህላዊ ኣሰራርሓ ገዛ እዩ ።

እዚ ምስሊ ብናይ እንግሊዘኛ መፀውዒዑ ቸኮሌት እንብሎ ናይ ወፃኢ ምህርቲ ዘምልክተና እዬ። መብዛሕትኢ ግዜ ብህፃውንቲ ይዝውተር።

እዚ ምስሊ መጋየፂ ወይ ኸዓ ኣብ ክሳድ ዝንጥልጠሉ ናይ ዝተፈላለዩ ኦሮቶድክስ እምነት ተኸተልቲ መልኣክቲ ምስሊ ዝሓዘ እዩ ።

ኣብዚ ምስሊ ንቡና መውቀጢ ኣዴታትና ዝጥቀማሉ ዝፀንሐ ባህላዋ መሳርሒ እዪ። ብተለምዶ መውቀጫ ተባሂሉ ይፅዋዕ።

እዚ እንርእዮ ዘለና ምስሊ ኣብ ቤቴ ክርስትያን ከም መሳርሒ ሙዚቃ ኮይኑ ዘገልግል ሽም መጸወዒዑ ከዓ በገና ተባሂሉ ዝጽዋዕ ዓይነት መሳርሒ ሙዚቃ እዩ።

እዙይ እንሪኦ ዘለና ምስሊ ካብ መስተታት ሓደ እንትኸውን ከብ ሉስሉሳት መስተታት ካብ ዝበሃሉ ሐደ ናይ ኣቮካዶ ፅሟቅ መስተ እዩ።

እዚ ኣብ ምስሊ እንሪኦ ዘለና ካብ እተን ናይ ትራንስፖት ተሽከርከርቲ መጓዓዝያ ዝውዕላ ዓባይ መኪና እንትትከውን እዛ መኪና ኣቑሑት ተሸኪማ ካብን ናብን ንምብፃሕ ኣገልግሎት እትህብ፡፡

እዚ ኣብ ምስሊ ንርእዮ ዘለና መብዛሕትኡ ኣብ መንበሪ ገዛውቲ ዝርከብ ኣቕሓ ነገራት ተዓቂቦም ንክንፀሑ ዝጠቅም ዘገልግል ፍርጅ ዝበሃል መሳርሒ እቕሑት ገዛ እዩ

እዚ ምስሊ ናይ መፅሓፍ ቅዱስ ፀረዓዓት ዝምልከት ብመንበረ ፓትራሪክ ቅድሰ ቅዱሳን ማርያም ገዳም ፈለገ ሂወት ሰንበት ትምህርቲቤት ዝተዘጋጀወ ብክልተ ሽሕን ዝተሓተመ መፅሓፍ እዩ፡፡

እዛ ኣብ ምስሊ እንሪኣ ዘለና መኪና መብዛሕትኡ ግዜ ናይ ህዝባዊ ኣገልግሎት እትውዕል ኮይና ካብ ከተማ ናብ ከተማ ህዝቢ ምንቅስቃስ ኣብ ዝገብረሉ ሰዓት ኣብ ትግራይ ዝውትርቲ ትበሃል ዓይነት መኪና እያ፡፡

እዚ ምስሊ ብጥረነቱ ሓዊ ከይ ኣብሰልካ ንምግብነት ዝውዕል ዓይነት ምግቢ ሰላጣ ዘመላክት ምስሊ እዩ፡፡

እዚ ንርኦ ዘለና ሴፍት እንትኮውን መብዛሕትኡ ግዜ ትግራይ ዝሽየጥ ዓይነት ሴፍየት እዩ እዚ ሴፈየት እዚ ኣገልግሎት እንጀራ ፅዕንካ ጡጥ መሊእካ ናብ ባዓለት ናብ ዝጥየቁ መርዓ መደባት ክትከድ ተለካ ተሸኪምካ እንወስደሉ ኣብ ማኣድ ምቅራብ ከዓ ብባህላዊ መልክዑ ቅድም ሕጅ ኣገልግሎት ይውሀበሉ ነይሩ።

እዚ ኣብ ምስል ንርኦ ዘለና ፀጉሪ ኣስራራሓ ማሕበረ ሰብ ኩነማ ዝውትር ዝኮነ ፅጉሪ ኣሰራራሓ እዩ ። ማሕበረሰብ ኩነማ ኣብ ሰሜናዊ ምዕራብ ትግራይ ዝርከብ ህዝቢ እዩ።

እዚ ምስሊ ብሓገዝ ቢሮ ጥዕና ትግራይ ንፍሬምናጦስ ዝተዋሃበ መሐብሐቢ ህፃውንትን ሽማግለታትን ዝተዋሃበ ምስሊ ዘርኢ መኪና እዩ

አብዚ እንሪኦ ዘለና ምልክታ ወይ ከዓ መፋለጢ ስእሊ ዝገልፅ ዘሎ ተጓዓዓዝቲ ናብቲ ናይ መቐበሊ ወይ ካዓኒ መዕርፎ ነፈርቲ ክበፅሑ ከለው ናይ እንኳዕ ደሓና መፃእኹም እና ናይ ሰላም መንገዲ ከአ ይኹነልኩም ዝብል መፋለጢ እዩ፡፡

እዚ ኣብ ምስሊ እንሪኦ ዘለና እንስሳ ናይ በረካ እንስሳ ተባሂሉ ዝጽዋዕ ዋልያ እዩ. ዋልያ ኣብ ኢትዮጵያ ብሕታውነት ዝርከብ እንስሳ እዩ::

ኣብዚ ምስሊ ናይ ስፖርማርኬት ኣቁሑ ወይከዓ ኣብ ስፖርማርኬት ዝሽየጡ ኣቁሑት ንርኢ ኣለና ካብኣቶማ ሓደ ዝኮነ ኣዩ ዝባሃል ንህፃውንቲ ቆልዑት ዝተመጣጠነ ምግቢ ንርኢ ኣለና።

እዚ እንሪኦ ዘለና ቤት ምግብን መስተን እንትከውን ኣቀማምጥኡ ከዓ በቲ እትሪእዎ ዘለኩም ምልኩዕ ምልኩዕ ዝተቀመጠ መብዛሕትኡ ግዜ ኣብ ትግራይ እንሪኦ ዓይነት ኣቀማምጣ ናይ ቤት ብልዕን መስተን እዩ፡፡

ኣብዚ ምስሊ እንሪኣ ዘለና ዓይነት መኪና ቶዮታ ትብሃል ዓይነት መኪና ኮይና ንትራንስፖርት ትዉዕል ኮይና መብዛሕቲኡ ግዜ ናይ ከተማ ዉሽጢ ወይ ከዓ ናይ ግሊ መኪና እንብላ ዓይነት እያ፡፡

ኣብዚ ምስሊ እዚ ዝተፈላለዩ ቅርሳ ቅርሲታት ንዕዘብ ኣለና፡፡ መሳቅልትታት ንዕዘብ ኣለና፡፡ መብዛሕትኦም መሳቅልትታት ኣብ ናይ ኣክሱም ቅርሳ ቅርሲ መሸጢ ብበዝሒ ዝሽወጦ ዓይነት መስቀላት እዮም፡፡ ናይ ላሊበላ መስቀል ፤ናይ ኣክሱም መስቀል ኣብ ቅድሚት ብዓበይንነት ይረኣዩ ኣለዉ።

እዚ ምስሊ እዚ አብ ዓብይ ህንፃ ዝተለጠፈ ዓብይ ናይ ትካል መላለይ ኮይኑ ናይቲ ትካለ መፀውዒ ሽም አትዮ ቴሌ ኮም ይበሃል፡፡ አተዮ ቴሌ ኮም መብዛሕቲኡ ገዜ ምስ ስልኪ አገልግሎት ህዝቢ ኢትዮጰያ ዝጥቀመሉ ዓብይ ትካል እዩ፡፡

እዚ ንሪኦ ዘለና ናይ ጓል ኣንስተይቲ ፀጉሪ ቁኖ እዩ፡፡ ኣብ ልዕሊ እቲ ፀጉሪ ቁኖ ጠስሚ ወይ ከዓ ካብ ናይ ፃባ ዉፅኢት ዝተረኸበ ንፀጉሪ መፀበቒ ተባሂሉ ዝእመነሉ ጠስሚ ልኻይ ትልከይ ኣላ፡፡

እዚ ምስሊ አብ ትግራይ ኮይኑ ገዳም ኣብነ ኣረጋዊ ይባሃል። ካብቶም ትሻዓተ ቅዱሳት ሓደ ዝኾኑ ኣቡነ ኣረጋዊ ዝመስረትዎ ገዳም እዩ።

እዚ ኣርማ እንሪኦ ዘለና ካብቶምኣብ ትግራይ ብሰፊሕ ዝንቐሳቀሱ ዝኾነ ሓደ ናይ ዜና ምንጭታት ናይ ድምፂ ወያነ ኣርማ እዩ፡፡

ኣመንቲ እምነት ክርስትና ዝኮኑ ናይ ኦርቶዶክስ ቤተ ክርስቲያን ኣመንቲ ስርዓተ ምህለላ ተኣኪቦም ስነ ስርዓት ጥዋፍ ምብራህ እንዳኽበሩን ስርዓተ ምህለላ እንዳፈፀሙን ዘርኢ ምስሊ እዩ እዚ ምስሊ እዙይ።

እዚ ኣብ ምስሊ ካብ ጥንታዊያን መፅሓፍቲታትና ወለዲ እንዳደገሙ እንዳኣንበቡ ዘመላክት ምስሊ እዩ፡፡

እዚ ኣብ ምስሊ እንሪኦ ዘለና ካብቶም ብበዝሒ ተጠቀምቲ ዘለዎም ኣትክልትን ኣሕምልትን ዝኾነ ሓደ ጥቅልል ጎመን እዩ፡፡ ጥቅልል ጎመን ኣብ ሓዊ ከይበሰለ ዘይብላዕ ዓይነት ተክሊ ሓደ እዩ፡፡

ካብዞም ቡዙሓት ዓይነት መስተታት ዘለው ካብቶም ፍሉጣት ዝበሃሉ አስማራ ዝበሃል መስተ እዩ፡፡ እዚ ዘቢብ አስማራ አብ ኤርትራ ተበፂሑ እዩ፡፡ መስተነት ዝበሉ ዓይነት መስተ እዩ፡፡ ሕይል ዝበለን ናይ ምስካር ባህረ ዘለዎ ዓይነት መስተ እዩ፡፡

እዚ ምስሊ ጓል ኣነስተይቲ ትግራይ ብበዝሒ ናብ መርዓ ናብ ባህላዊን ሃይማኖታዊን በዓላት ኣዘውቲረን ዝስረሐኦ ዓይነት ፀጉሪ ኣሰራርሓ እዩ፡፡

እዚ መብዛሕትኡ ግዜ ናይ ምግቢ ባህላዊ ኣዳራሽ ተባሂሉ ዝፅዋዕ ኮይኑ ተጠቀምቲ ንምግብነት ንመስተነት ዝግልገልሉ ዝተሰርሐ ህንፃ እዩ፡፡

እዚ ምስሊ እዚ ናይ ኢትዮጵያ ኦርቶዶክስ ቤተ ክርስትያን ናይ ሃይማኖት መራሕቲ ተኣኪቦም ናይ ቤተ ክርስትያን ንዋየ ንዋያት ተሸኪሞም ስርዓተ ምህልላ እንዳገበሩ ንዕዘብ ኣለና።

እዚ ምስሊ እንርእዮ ዘለና ካብ ናይ ዜና ኣዉታራት ዝተወሰደ ምስሊ እንትኸዉን እቲ ዜና ዝገልጾ ከዓ ኣብ ምስረታ ኣማኻሪ ካዉንስል ጊዚያዊ ምምሕዳር ትግራይ ብ ጥሪ 25/2017 ዓ/ም ኣብ መቐለ ዝተገበረ መድረኽ እዩ።

ኣብዚ ምስሊ እዚ ኣብ ቀፅሪ እንዳ ማርያም ቤተ ክርስትያን ግቢ ድሕሪ ቅዳሴ ዝግበር ናይ መዝሙር ስነ ስርዓት ነጋሪት ተሸኪሞም ቆልዑት ስርዓተ መዝሙር እናካየዱ ንሪኦም ኣለና፡፡

እዚ ኣብ ቅድሚት እንሪኦ ዘለና ናይ ስራሕ ናይ ሰብ ቦታ ዝተፈላለየ ቦታታት እዮም ካብኣቶም ሓደ ናይ ክዳውንቲ መሸጢ ካሊእ ናይ ወርቂ መሸጢ ቦታታትን ካልኦትን ዝተፈላለዩ ውዕውዕ ናይ ስራሕ ቦታ እዩ፡፡

እዚ ምስሊ መብዛሕትኡ ግዜ በደታትና ዝስራሕን ናይ ኢድ ውፅኢት ዝኾነ መፀወዒ ሸሙ ኸዓነ ታንቴል ይበሃል። ብሃርን ብመስርሒ ኮሮንሾን ዝበሃልን ዝዘጋጆ እዩ።

እዚ ምስሊ መብዛሕትኡ ግዜ ኣብ ኢትዮጵያ ብባህላዊ መንገዲ ሕርሻ ዝግበሮ ኮይኑ ክልተ ኣውዕር ምስ ሓደ ሓረስታይ ግራት እንዳሓረሰ የመላክት ኣሎ፡፡

እዚ መስሊ እንሪኦ ዘለና ናይ አርቶዶክስ ቤተክርስትያነ ዝጥቀመሎም መስቀላት ሓደ እንትከውን ካብ ብሩሩ ዝተስርሐ ኮይኑ አብ ማእከሉ ከአ ናይ ቅድስቲ እምቤታችን ምስሊ ዝሓዘ መስቀል እዩ፡፡

እዚ ምስሊ ህንፃ መስርሒ ንጥቀመሉ ብረት ኮይኑ ተንዲኖ ይበሃል።

ኣብዚ ምስሊ ንርኦ ዘለና ካብ ምህርትታት ሕርሻ ዝኮነ ጥቅልል ጎመን ዝፃዓና ክልተ ኣእዱግ ናብ ዕዳጋ ከብፅሑ ፅዓኖመን እንዳከዱ ንርኢ አለና።

እዚ ምስሊ ኣመንቲ ኣብ ቀፅሪ ቤተክርስትያን ስርዓተ ቅዳሴ እንዳተከታተሉ ዘመላክት መብዛሕትኡ ግዜ ኣብ ኣመንቲ ኦርተዶክስ ቤተክርስትያን ሰዓምቲ ዝክተልዎ ዓይነት ከይዲ እዩ፡፡

እዚ ኣብ ናይ ፖለቲካ ትግራይ ፍሉጥ ግለሰብ ኮይኑ ሽሙ ከዓ ነብዪ ስሑል ምኪኤል ይበሃል። መብዛሕትኡ ግዘ ኣብ ከባቢ እንደርታ ፖለቲካዊ ምንቅስቃስ ዝገብር ዓይነት ሰብ እዩ።

እዚ ኣብ ምስሊ እንሪኦ ዘለና ናይ ሙዚቃዊ ስራሕ ሽፋን ምስሊ እንትኸውን ናይቲ ሙዚቃ ደራፊ ወይ ካዓ አዝያሚ ካዓ ደራፊ ሶሎሙን ይኩኖ ኣምላክ እዩ፡፡

እዚ ኣብ ምስሊ እንሪኦ ዘለና ካብቶም መጋየፅትን መማላክዕትን ዝበሃሉ ሓደ ዝኮነ ኣቁሑታት ዝተደርደሩ ንሪኢ ኣለና ብድሕሪ እቶም መጋየፅቲ ድማ ናይ ቆልዑ ናይ ፅሬቶም መሐለዊ ንርኢ ኣለና፡፡

ኣብዚ ምስሊ እንሪኦ ዘለና ግለሰብ ኣብ ናይ ህወሓት ላዕለዋይ አመራርሓ ኮይኑ አብዚ ሰዓት እዚ አብ ግዜያዊ ምምሕዳር ናይ ፕረዚዳትነት ባታ ሒዙ ዝረከብ አቶ ጌታቸው ረዳ እዪ።

እዚ ምስሊ ምስሊ ፀሊም ካራ እዩ፣ ካራ ንብዙሕ ዓይነት ግልጋሎት እንጥቀመሉ ንስጋ መሕረድን ሽጉርቲ መክተፍን ዝተፈላለዩ ጥቅምታት ይውዕል ፀሊም ካራ

እዚ ምስሊ እዚ ጋዜጠኛታት ናይ ስፖርት ኣብ ዜና ሓበሬታ ንህዝቢ እንዳመላኸቱ የመላኽት። ኣብ ታሕቲ እቲ ዋና መቕረቢ መደብ ንናይ ምልክት ቋንቋ ተዛረብቲ ብኢዳ ምልክት ተርኢ ኣላ።

ኣብዚ ምስሊ እዙይ ቅዱስ መፅሓፍ ዝተሸከሙ ናይ ሃይማኖት ኣቦ ንርኢ ኣለና። እቲ ቅዱስ መፅሓፍ ኣብ ማእገሮም ተሸኪሞም ኣብዚ ምስሊ ንሪኦም ዘለና ወላዲ ናይ ኦርቶዶክስ ቤተክርስትያን ኣቦ እዮም ።

እዚ ኣብ ምስሊ ንርኦ ዘለና ናይ ገዛ ኣቁሑትታት ካብዝኮኑ ሓደ እንትኸውን ዓራት እዩ ።እዚ ዓራት ብፍልይነት ንህፃን ተባህሉ ብናይ ህፃን ዕብየት ዝተሰረሓ ንእሽተይ ዓራት እዩ።

ኣብዚ ምስሊ እዚ ባህላዊ ኣካዳድናን ትግራይ ብበዝሒ ዝውቱር ዝኾነ ብ ደቂ ኣንስትዮ ባህላዊ ኣካዳድና ትግራይ ንሪኢ ኣለና። ኣብ ክሳዳ ኩትሻ ዘማልአ ናይ ፀጉሪ ኣሰራርሓን፣ ባህላዊ ክዳንን ለቢሳ ትርከብ።

ኣብዚ ምስሊ እዚ ተዓፂዲ ንምእካብ ዝተዘጋጀወ ምህርታት ክራማት ናይ ጣፍ ኣዝርእቲ ንርኢ ኣለና። ክልተ ሓረስቶት ኣዝራእቲ ተዓፂዱ ኣብ ምእካብ ንሪኦም ኣለና።

ኣብ ምስሊ እዙይ ናይ ወዲ ተባዕታይ ናይ ፀጉሪ ኣቆራርፃ ንርኢ ኣለና። እዚ ዓይነት ኣቆራርፃ ስልቲ ድማ ባንከር ተባሂሉ ይፅዋዕ ወይከዓ ብልሙድ ጎተና ዓይነት ፀጉሪ ኣቆራርፃ ተባሂሉ ይፅዋዕ።

እዚ አብዚ ምስሊ እንሪኦ ዘለና አብ እግሪ ዳዕሮ ኮይኖም ናይ ንግድን ምትዕድዳገን ስራሕቲ ዝገብሩ ዘለዉ ስባት እዩ አብቲ እግሪ ዳዕሮ ዝተፈላለዩ ናይ ንግዲ ምንቅስቃሳት አለው ካብአቶም ናይ ቡና መሽጢ ሓደ እዩ፡፡

እዚ ምስሊ ኣብ ጥቃ ኣውሮፕላን ደው ዝበለ ብናይ እንግሊዘኛ መፀዊዒኡ ኣየር ትራፊክ ተቆፃፃሪ ዝባሃል ዓይነት ናይ ስራሕ ዘርፊ ።

እዚ ኣብ ምስሊ እንሪኦ ዘለና ካብቶም ኣብ ዓለም ቡዙሓት ሰሓብቲ ዘለዉዎ እምነት እስልምና ሓደ ዝኾነ ናይ መስጊድም ምስሊ እዩ፡፡

እዚ ኣብ ምስሊ እንርእዮ ዘለና ስነ ህንፃ ስርሓቲ ኣብ ውሽጢ ሓወልቲ ወይ ከዓ ኣብ ከተማ አክሱም ዝርከብ ሓወልቲ ኣብ እግሪ ቶም ዓብ ይቲ ደው ዝበሉ ሓወልትታት ዝርከብ ስነ ህንፃ እዩ።

እዚ ምስሊ ኣብ ቅድስቲ ከተማ ኣክሱም ናይ ኣመንቲ ሃይማኖታዊ በዓል እናተፈፀመ ዘመላክት ምስሊ እዩ፡፡

እዚ ምስሊ ካብቶም መሰረት ልምዓት ሓደ ኮይኑ ናይ ኢትዮጵያ ናይ ኣየር መጓዓዝያ እዩ።

እዚ ኣብ ስፖርማርኬት ተደርዲሩ ዝተፈላለየ ዓይነት ንህፃውንቲ ዝውዕሉ ብሽኩትታት ተደርድሮም ንርኢለና ሕብሪ ናይቲ ብሽኩቲ መሸፈኒኡ ግልፅነት ብሽኩቲ ብዘርኢ መልክዑ ተዓሸገ እዩ።

እዚ ምስሊ ሽፋን መፅሓፍ ኮይኑ መፅሓፍ ቅዱስካ ፍለጦ ዝብል ስያሜ ዘለዎ ኮይኑ ብ ቀሺ ብርሃነ ካሕሳይ ዝተደረሰ እዩ።

እዚ ኣብ ምስል ንርኦ ዘለና ዓይነት ኣለባብሳ ባህላዊ ኣካዳድና ብሄረሰብ ኩናማ እዩ ።ብሕረሰብ ኩናማ ማለት ኣብ ሰሜናዊ ምዕራብ ትግራይ ክፋል ዝርከብ ማሕበረ ሰብ እዩ።

እዚ እንሪኦ ዘለና ምስሊ ናይ ተክሊ ዓይነት ኮይኑ ሽም መፀውዒዑ ክዓ ፓፓዮ ይበሃል፣ ጥዑም ጣዕሚ ዘለዎ ተክሊ እዩ፡፡

እዚ ኣብ ምስሊ እንሪኦ ዘለና ናይ ቤት ምግብን መስተን መሸጢ ቦታ እንትከውን መፀውዒ እቲ ቤት ምግቢ ድማ ባህላዊ ቤት ምግቢ አዳራሽ ሰቀላ ይበሃል፡፡

እዚ ኣብ ሱፐር ማርኬታት ንምግብነት ካብ ዝውዕሉ ሓደ ዝኾነ ምህርት እዩ። ሽም ከዓ ካችኣብ ተበሂሉ እዩ ዝፅዋዕ መብዛሕትኡ ግዚ ምስ ካልኦት ምግቢታት ከም መጣዓዓሚ ኮይኑ ዝግልግል እዩ።

ናይ ፀጉሪ ስራሕትታት ዘርኢ ዓይነት ኮይኑ እዚ ምስሊ እዚ ዝኣቆራርፃ እዚ ከዓ ብተለምዶ ኣብ ከባቢና ጀብጀብ ተባሂሉ ዝፅዋዕ ዓይነት ናይ ፀጉሪ ኣቆራርፃ እዩ ።

እዚ ምስሊ እዚ ብድሕሪቱ ንዘሎ ጥንታውን ቅርሳውን ቦታ ከም መግለፂ ብከምዚ መልክዕ ፅሁቕ መልክዕ እንታይ ዓይነት ትሕዝቶ ከም ዘለዎ ዝሰፈረሉ እዩ፡፡

አብዚ ምስሊ እዚ ካብ ዘመናዊ መጋዓዝያ ሓደ ኮይኑ ሓንቲ ነፋሪት ንዕዘብ አለና ካብቶም ንድሕንነትና ወሰንቲ ዝኾኑን ፈጣን አገልግሎት ዝህባ ሓንቲ እያ

ኣብ ምስሊ እዚ እንሪኦ ዘለና ሓደ ካብ ናይ መስተ ዓይነታት ኮይኑ ልስሉስ መስተ እዩ እቲ ሓደ ናይ ማንጎ ፅሟቅ እንትከውን እቲ ካልአይ ከዓ ናይ አቨካዶን ፓፓያን ሕውስዋስ ዓይነት ፅሟቅ እዩ፡፡

እዚ ኣብ ምስሊ ንሪኦ ዘለና ኣብ ዝሓለፉ ናይ ፅንተት እዋናት ሰራዊት ትግራይ ዝለብሶም ዝነበረ ዓይነት ክዳን እዩ።

እዚ ምስሊ ናይ መፅሓፍ ላዕለዋይ ሽፋን ዘመላኽት ኮይኑ ናይቲ መፅሓፍ መፀውዒ ርስቲ ኻዓ መፍትሕ ይባሃል። ኣብ ውሽጡ ሰዋሰው ኢንግሊዝኛን ትግርኛን ዝሓዘ ካልኣይ ክፋል ሕታም እዩ።

እዚኣ ካብቶም መጓዓዝያ ትራንስፖርት ሓደ ዝኾነት መኪና እያ፡፡ መብዛሕቲኡ ግዜ ንሓወስቲ ተባሂላ ዝተዘጋጀወት ዓይነት መኪና ኮይና ኣብ ከተማ ኣኽሱም ፍልጥቲ ካብ ዝበሃላ መኻይን ሓንቲ እያ፡፡

እዚ ኣብ ምስሊ ንርኦ ዘለና ናይ ንግድን ምዕድዳግን ቦታ እንትከውን ምስሊ ንርኦም ዘለና ዝተደርደሩ ፋርኖሌታት ኮይኑ ብኣንፈት የማን ካዓ ክዳን መሕፀቢ ዝከውን ጥስቲ ንርኢ ኣለና።

አብዚ ምስሊ ዝተፈላለዩ ናይ ትራንስፖርት ተሽከርከርትታት ንርኢ አለና። ካብአተን ሓንቲ መኪና ካሊእ ከዓ ባጃጅ በዓል ሰለስተ እግሪ ተሽከርካሪት ንርኢ አለና። እዘን ናይ ሰለስተ እግሪ ተሽከርከርቲ ናይ ከተማ አገልግሎት ዝህባ ሓንቲ እያ።

እዙይ ህፃውንቲ ከም አካላዊ ምንቅስቃስ ዝጥቀምሉ ዓይነት መጫወቲ ኮይኑ ስፖርታዊ ምንቅስቃሳት ዝገብሩ ክልተ ተፃወቲ ንርኢ አለና። መፀውዒ ሽሙ ከዓኒ ሽለው ላጋ ይብሃል።

እዚ ንሪኦ ዘለና ምስሊ ህፃውንቲ ቆልዑ አእጋሮም ዘርኢ ምስሊ እዩ:: ሓደ ኣብ ሓደ ጫፍ ዝ ርከብ ኣሪጉ ዝተሸፋፈነ ዝተለጣጠፈ ዓይነት ጫማ ቦቲ ተባሂሉ ዝፅዋዕ ጫማ እዩ:: ንኽራማት ብጣዕሚ ዝዝውትር ዓይነት ጫማ እዩ ።

እዚ ኣብ ምስሊ እንርኦ ዘለና ምስሊ ናይ መዘናግዒ ቦታ ወይ ከዓ መናፈሻ እዩ። እዚ ቦታ እዚ ናይ ምግቢ ናይ መስተን ዝተፈላለዩ ናይ መዘናግዒ ኣገልግሎትን ዝህብ ዓይነት ቦታ እዩ።

እዚ ኣብ ምስሊ እንሪኦ ዘለና ኣርማ ውድብ ህወሓት እንትኸውን እዚ ኣርማ እዚ ካብ 1967 ምስረታ ህወሓት ጀሚሩ ክሳብ ሕዚ ኣብ ኣገልግሎት ዝርከብ ኣርማ እዩ፡፡

እዚ ምስሊ ናይ መፅሓፍ ላዕለዋይ ሽፋን ዘርኢ ኮይኑ ናይ እቲ መፅሓፍ ሽፋን አርእስቲ ድማ ሓዱሽ ክዳን ይበሃል።

እዚ ምስሊ ሓወልቲ ኣኽሱም ኮይኑ እቲ ማእኸላይ ከዓ ካብ ጣልያን ዝተመለሰት እያ።

እዚ ቦታ እዙይ ኣብ ኣክሱም ንግስተ ሳባ ዝባሃል ጥንታውን ቅርሳውን ቦታ ኮይኑ ንሰባት ኮፍ ክብልሉ ዝቅመጥ መገልገሊ ዝተሰርሐ ዝወደመ ንሰባት ኮፍ መበሊ ዝተዘጋጀወ እዩ፡፡

እዚ ኣብ ከተማ ዓዲግራት ዝርከብ ቪዥን ዝብሃል ህዝባዊ ቤተ መፅሓፍቲ እዩ ኣብቲ ቅድሚት ክዓ መስረትን ኣባላት እቲ ቤተ መፅሓፍቲ ንሪኦም ኣለና፡፡

እዚ ምስሊ ናይ ነጋሪት ጋዜጣ ትግራይ ብቤሄራዊ ክልላዊ መንግስቲ ትግራይ ዝተዛጋጀወ ኮይኑ እቲ ኣዋጅ ድማ ኣዋጅ ቁፅሪ 23-32/1979 ክሳብ 1990 ዓ/ም እዩ፡፡

እዚ አብ ምስሊ ንሪኦ ዘና ናይ ንግድን ምትዕድዳግን ቦታ እንትኸውን፣ ከም መጋፍያ፣ ጥስቲ ናይ መጎጎን ምስሊታት ንርኢ አለና።

እዚ ኣብ ምስሊ እንርእዮ ዘለና ናይ ንግድን ናይ መታዓደግን ቦታ እንትኾውን ዝተበላሸው ናይ ገዛ ኣቑሑት ከምኒ ፍሪጅ ዝኣመሰሉ ፅገና ዝግበረሉን ቦታ እዩ።

እዚ ፋበሪካ ዓለባ አልመዳ እንትከውን አልመዳ ማለት አብ ምእታው ከተማ ዓድዋ ብአክሱም ገይርካ ንዓድዋ ክትአቱ ከለካ መጀመሪያ ዝርከብ ፋብሪካ እዩ፡፡

እዙይ ኣብ ምስሊ እንሪኦ ዘለና ኣብ ከይዲ ዝርከብ ባዓል ሰለስተ ደብሪ ህንፃ እዩ። እዙይ ህንፃ ኣብ ካይዲ ስራሕ ዝርከብ ዘይተወደአ ህንፃ እዩ።

እዚ ምስሊ ምሰ ደቂ ሰባት ዝነብሩ እንስሳ እንትኾኑ ንሕርሻን ንምሕራስን ንሰጋን እንጠቀመሎም ኣዋዕር እዮም።

ኣብዚ ምስሊ እዚ ዝተፈላለዩ ደቂ ኣንስትዮ ንመጋየፂ ዝጥቀማሎም ከምኒ ሽቶን ናይ ፀጉሪ ዓይኒ መመልክዒ ኩሕልታት ኮለይ ኣብ ቅድሚት ብእርሳስ መልክዕ ንሪኦም ኣለና፡፡

እቲ ኣብ ምስሊ እንሪኦ ዘለና መብዛሕትኡ ግዜ ብመናእሰይን ኣዴታት ትግራይ ንመጋየፂ ዝጥቀማሉ ኣብ ክሳድ ዝንጥልጠል፣ ኣብ እዝኒ ዝንጥልጠል ዓይነት መጋየፂ እዩ፡፡ ናይ ክሳድ ኩትቻ ይባሃል እቲ ናይ ኣፃብዕቲ ድማ ኣብ ቀለበት ዝግበር መጋየፂ ደቂ ኣነስትዮ እዩ፡፡

እዚ መብዛሕትኡ ግዜ ህዉ ካብ ዝኮኑ ናይ ኣትክልትን ኣሕመልትን ዝኾነ ምግቢ ናይ ቆስጣ ምግቢ እዩ። ቆስጣ ማለት ሓዊ ውዒዎም ክብልዑ ካብ ዝግብኡ ኣትክልቲ ሓደ እዩ።

እዚም እንሪኦም ዘለና ሱፐር ማርኬት አቑሑ ዝሽየጡ እንትኾኑ፣ መብዛሕትኦም አብዚ አእንሪኦም ዘለና ናይ ቆርበት መንከባከቢ እንጥቀመሎም ዓይነት አቑሑት እዮም።

እዚ ናይ መፋለጢ ሌስታ ንርእ ኣለና፡፡ መፋለጢ ኣብ እቲ ውሽጡ ዝርዝሩ ናይ 2016 ዓ/ም ወዘሪት ኣሸንዳ ንኽትከውን ዉድድር ፅባቐ ባህሊ ኣሸንዳ ዘመላክት መስታወቅያ መፋለጢ እዩ፡፡

እዚ ኣብ ምስሊ እንሪኦ ዘለና ናይ ንግዲ መተዓዳደጊ ቦታ እንትከውን እዚ ቦታ ዝሽየጠሉ ከዓኒ ኣብ ናይ ቤተ-ክርስትያን ኣቁሑት አገልግሎት ሓደ ዝኾነ ናይ ቤተ ከርስቲያን ፅላል ንሪኢ ኣላና፡፡

አብ ምስሊንሪኦም ዘለና ዝተፈላለዩ ዓይነት ጫማ ንርኢለና አብ መተዓዳደጊ መሸጢ ቦታ ዝተደርደሩ ጫማታት ንርኢለና ኣብዚ ምስሊ ማለት እዩ።

አብዚ እንሪኦ ዘለና መሰረተ ልምዓት አብ ማእከል ዕዳጋ ሰረት ዝተዛጋጀወ እስፔሻሊስት ሕክምና ስኒ ግእዝ ዘማላኽት ቦታ እዩ፡፡

መብዛሕትኡ ግዜ ኣብ ቅድመ ምረቓ ላዕለዎት ትምህርቲ ቤት ተመሃሮ መምርሒ ከመይ ዓይነት መምርሕታት ተኸቲሎም ዘቕርብዎም መፅናዕታዊ ፅሑፍ ከመይ ክኾን ከምዘለዎ ካብ መምህራን ዝተዋህቦም ሰነዳት ዘርኢ ምስሊ እዩ፡፡

አብ ምስሊ እዚ መብዛሕትኡ ግዜ ደቂ አንስትዮ መጋየፂ ዝጥቀማሉ ሓደ ዝኾነ ሊፕስቲክ ዝበሃል መጋየፂ ንርኢ አለና። ሊፕስቲክ ማለት አብ ከንፈረን ቀለም ዘቀብአኦ ደቂ አንስትዮ ዓይነት መጋየፂ እዩ።

ኣብዙ ምስሊ እዙይ ካብ ዓይነታት መስተ ሓደ ዝኮነ ቡና ንሪኢ ኣለና እዙይ ቡና ኣብ ውሽጡ ከዓ ጨናኣዳም ኣትይዎ ንመስተ ክውዕል ዝተዘጋጀወ ቡና እዩ።

እዙይ ሓደ ካብተን ናይ ትራንስፖርት ተሽከርከርቲ ዝኮነት ሓንቲ መኪና ህዝባዊ ኣገልግሎት ኣብ ምሃብ ንብረት ኣብ ምፅዓን ኣብ ምውራድ ዝርከብ መንእሰይ ዘርኢ ዓይነት ምስሊ እዩ።

እዚ ናይ ቤት ትምህርቲ ደወል ዝሐዘ መምህር ንርኢ ኣለና ናይ ቤት ትምህርቲ ደወል ማለት ካብ ሓደ ክፍለ ትምህርቲ ናብ ካልእ ክፍለ ትምህርቲ ሰዓት ክአክል ቶሎ ከም መዘካከሪ ዘገልግል መሳሪሒ እዩ።

አብዚ ምስሊ ሓሙሽተ ስባት ይርከቡ. ካብቶም ሓሙሽተ ስባት እቶም ክልተ ፈረምቲ ሓዲኦም ወኪል ሕዉሓት ዝኮነ ግታቸዉ ረዳ እንትከውን ካልአይ ከዓኒየ ሬድዋን ሔስን ዝበሃል አመራራሓ ኢትዮዸያ እዩ፡፡

እዚ ኣብዚ ምስሊ ኣብ ኣክሱም ፍሉይ ቦቱኡ ኢዛና መናፈሻ ዝባሃል ጥንታዊ ኣብ ቅርሲ ቦታን ፍሉጥ ቡዙሕ ሰብ ቆፀሮ ተፀዋዊዑ ዝራከበሉ ቦታ ፡፡

ኣብዚ ምስሊ እዙይ ኣብ ቀርኒ ኣፍርካ ብጣዕሚ ተፈላጥን ተፅዕኖ ፈጣሪን ካብዝብሃሉ ሰባት ሓደ ዝኮነ ናይ ኤርትራ ፕሬዚዳንት ዝኮነ ኢሳያስ ኣፈወርቂ ንርኢ ኣለና ፡፡

ምስሊ ንርኦም ዘለና ናይ ሕጊ ኣኽበርቲ ኣካላት አንትኾኑ መስመር ሕዞም ወታደራዊ ሰልፊ ገይሮም እንዳከዱ ንሪኦም ኣለና።

እዚ ሓደ እዋን አብ ትግራይ ፖለቲካ ውዒሉ ኣብ ዝነበረሉ ሰዓት ረመፅ ዝብል ሃይለቃል ተጢቂሞም መናእሰይ ፖሎቲካዊ ምንቅስቃስ ክገብሩ ከለዉ ዘርኢ ዓይነት ምስሊ እዩ፡፡

እዚኦም ካብቶም ተፈተውቲ ዝበሃሉ ኣትክልትን ኣሕምልትን ሓደ ዝኾነ ኣራንሺ እዩ። ኣራንሺ ብዓለም ደረጃ ካብቶም ተፈተውቲ ዝበሃሉ ኣትክልትን ፍራፍረን ሓደ እዩ።

ኣብዚ ምስሊ ናይ መስቀል ምልክት ዘለዎ መብዛሕትኡ ግዜ ናይ ክርስቲያን እምነት ተከተልቲ ኣብ ክሳዶም ዝዕነቅዎ ምስሊ መስቀላት እዩ፡፡

ስራሕቲ ዕንፀይቲ መስርሕን መሸጥን እዩ።

ኣብዚ ምስሊ እዚ እንሪኦም ዘለና ካብ ናይ ንግድን ምትዕድዳግን ሓደ ኣካል ዝኾነ ናይ ጣዉላ ስራሕትታት ኮይኑ ወናብራት ንኽዳን መቐመጥን ካልኦትን ካብ ጣዉላ ዝተሰርሑ ንርኢ ኣለና።

እዚ እንሪኦ ዘለና ምስሊ ባህላዊ ክዳውንቲ ካብ ዝበሃሉ ናይ ትግራይ ሓደ እዩ እዚ ናይ አከዳድና ስልቲ እዚ ሓንቲ ጎርዞ ጋል አንስተይቲ አብ አሽንዳ እዋነ እትጥቀሞ ዓይነት መጋየፂ እዩ፡፡

እዚ ምስሊ ኒሳን ዝበሃል ናይ መኪና ምህርቲ ኮይኑ ብሰማያዊ ከለር ናይ ድሕሪት ክፍተት ዘለዎ መኪና ዘመላክት እዩ።

ኣብዚ ምስሊ ክልተ መኪና ንርኢ ኣለና ሓንቲ ንህዝባዊ ኣገልግሎት ትዉዕል ኣብ ቅድሚት ትርከብ። ማእኸላይ ዕቤት ዘለዋ መኪና ኮይና እታ ብድሕሪት ዘላ ካዓ መብዛሕቲኡ ግዜ ናይ ተራድኦ ትካላት ዝጥቀማለን ዓይነት መኪና እያ።

ኣብዚ ምስሊ ንዕዘቦ ዘለና ኣብ ዕንጨቲ ዝተፀረበ ምስሊ መላኣክቲን እየሱስ ክርስቶስ ኣብ መስቀል ተሰቂሉ ማርያም ኣብ እግሩ ኮይና እንዳለመነትን ዘመልክት ምስላዊ ስራሕ እዩ::

እዚ ምስሊ ካብ መወዳደሪ ሜዳ ወፃኢ ኣብ ናይ ሃገር ኣቋራፂ ውድድር ማራቶን ዝጎዩ ኣትሌታት የመላክት፡፡

እዚ ኣብ ምስሊ እንርእዮ ዘለና ካብ ምግብታት ሓደ ዝኾነ ዝተደርደሩ ሕንባሻ ምስልታት እዩ። ሕንባሻ ማለት ካብ ስርናይ ዝዘጋጀው ዓይነት ምግቢ እዩ።

እዚ ምስሊ ኣብ ውሽጢ ቀፅሪ ማርያም ፆዮን ኣክሱም አፍ ደገ ቤተ ክርስትያን ማለት ታወተ ፆዮን ምዕረፊ ተባህሉ ዝእመነሉ ሓደ ቦታ እዩ።

እዚ ምስሊ እዚ ናይ ዕንጨይቲ ውፅኢት ኮይኑ መብዛሕትኡ ግዜ ንወንበር ንዓራት ዘገልግሉ ናይ ዕንጨይቲ መሸጢ ቦታ እዩ፡፡

እዚ ምስሊ እቶም ትሸዓተ ቅዱሳት ዝብሃሉ መብዛሕትኡ ግዜ ኣብ ኦርቶዶክስ ቤተ ክርስትያን ኢ/ያ ዝፍለጡ ካብ ካሊእ ዓዲ ተሰዲዶም ናብ ኢ/ያ ገዳም ዝገደሙ ምስሊ የመላክት፡፡

ኣብዚ ምስሊ ንሪኦ ዘለና ግለሰብ ኣብ ናይ ህወሓት ሕሉፍ ዓሰርተ ሸዉዓተ ዓመት ቃልሲ ኣመራርሓ እቲ ዕጡቅ ሓይሊ ዝነበረ ሹሙ ከዓ ዮዉሃንስ መንጋግ ይበሃል።

እዚ አብ ምስሊ እንሪኦ ዘለና ናይ ሃይማኖት አርቶዶክስ ቤተክርስትያን ናይ ስርዓተ ቅዳሴ መስራቲ ተባሂሉ ዝእመነሉ ናይ ቅድስ ያሬድ ሓወልቲ እዩ፡፡

ኣብዚ ምስሊ እንሪኦ ዘለና ናይ እንስሳ ዘገዳማት ዝኾነ ሓደ ናይ ሰውነት ባህሪ ቀረባ እዩ ዝባሃል እንስሳ ናይ ህበይ ምስሊ እዩ፡፡

እዚ ኣብ ናይ ፖለቲካዊ ትግራይ ምቅስቃስ ፍሉጥ ናይ ዝኾነ ናይ ህወሓት ኣርማ ዝሓዛ ደቂ ኣንስትዮ ምስ ናይ ትግራይ ባንደራ ዝሕብሩ ዓይነት ቀሚስ ዝተኽደና ህዝባዊ ድጋፍ ንርኢ ኣለና።

እዚ ምስሊ ናይ ሽባ ዩኒቨርሲቲ ኮሌጅ መለለዪ ኣርማ ኮይኑ እዚ ኮሌጅ ብዲግርን ብዲፕሎማን ደረጃ ተምሃሮ የምህር ።

ኣብዚ ምስሊ እዚ ኣብ ጎደናታት ኣክሱም ዝርከብ ናይ ዕዳጋ ምንቅስቃሳትን ናይ ደቂ ኣነስትዮ መጋየፂ ቦርሳ፣ ክዳውንቲ መሸቀጢ ድንኳን ንዕዘብ ኣለና፡፡

እዚ መስረተልምዓት አብ ከባቢ መቐለ ዝርከበ ናይ ሙሃ ዝበሃል ትካል ውሽጣዊ ምንቅስቃስ ዘሪኢ ዓይነት ህንፃ እዩ፡፡ እዚ ድርጀት ናይ ልስሉስ መስተ መሽጢ ድርጀት እዩ፡፡

እዚ ምስሊ እንሪኦ ዘለና ናይ ሓደ ሙሉእ ቀዳማይ ብርኪ ቤት ትምህርቲ ማዕፆ በሪ እዩ፣ እቲ ቤት ትምህርቲ ሽሙ ድማ ገብረ ጮማ ተባሂሉ ይፅዋዕ፡፡

እዚ ኣብ ምስሊ እንሪኦም ዘለና ካብ ኣትክልትን ኣሕምልትን ሓደ ዝኮነ ናይ ኣበካዶ ምስሊ እዩ፡፡ ኣበካዶ ኣብ ጥዕና ቡዙሕ ዓይነት ጥቅምታት ኣለዎ ተባሂሉ ካብ ዝእመነሎም ዓይነት ኣትክልትን ፍራ ፍረን እዩ፡፡

እዚ ምስሊ ዘመላክት ኣብ ናይ ትግርኛ ሙዚቃ ኣርቲስት ሸዊት መዝገቦ ኣብ ናይ ሙዚቃ ስራሕ ዝተወሰደ ምልሊ እዩ፡፡

እዚ ምስሊ ንርእዮ ዘለና ካብ ናይ ሙስሊም ሃይማኖት ኣቦታት ዝኾነ ሓደ ዝክደኖም ዓይነት ኣከዳድና እዩ። እቲ ቆቢዑ ኣከዳድንኡ ኩሉ ናይ ሙስሊም ኣቦ ዝክደኖ ዓይነት ኣከዳድና እዩ።

ኣካል እቲ ጥበብን ባህልን ማሕበረሰብ ዝኾኑ ከምኒ ፌርኔሎ፣ መንከሽከሽን ፣ መንፈት ከዓ ናይ እኽሊ ማለት እኽሊ ንምፅራይ ንጥቀመሉ እዩ፡፡ መንከሽከሽ ኸዓንየ ቡና ቀሊና ንምፍላሕ ነዘጋጅወሉ ዓይነት መሳርሒ እዩ፡፡ ኣካል ናይቲ ማሕበረሰብ ጥበብን ባህልን እዩ፡፡

እዚ ምስሊ ኣብ ቀፅሪ ግቢ እንዳ ማርያም ኣኹሱም ኣመንቲ ሃይማኖት ኦርቶዶክስ ዝኾኑ ስርዓተ ቕዳሴ እንትፍፅሙ የመላኽት።

እዚ ኣብ ምስሊ እንሪኦም ዘለና ድሕሪ ውዕሊ ፕሪቶርያ ዝፍፀሙ ዕጡቓት ዝተዓጠቑዎም መሳርሕታት እንዳረከቡ ዘርኢ ምስሊ እዩ፡፡

እዚ መጋየፂ ወይ ከዓ መመላክዒ ንሪኦ አለና አብዚ መጋየፂን ዝተፈላለዩ ዓይነት አለው። ንአብነት ከም ሽታ ጨና ዘገልጉሉ አለዉ፡፡ አብ ብቅድሚቲ ከዓ በእርሳስ መልክዕ ናይ ዓይኒ ኩሕሊ መስሪሒ መጋየፂታት ንሪኢ አለና፡፡

ኣብዚ ምስሊ እዚ ናይ ከተማ ፅሬትን ኣትክልቲ ምክብካብን ስራሕቲ ዝሰርሑ መናእሰይ ንርኢ ኣለና ኣብ መንገዲ ዝርከቡ ኣትክልቲ ብናይ መኪና ቦጥ ጌሮም ማይ እንዳስተይዎም ንምልከት ኣለና፡፡

እዚ ኣብ ምሰሊ እንሪኦም ዘለና ሰባት ሓፈሻዊ ሆስፒታል መቐለ ህዝባዊ ኣገልግሎት ብነፃ ዘገልግልሉ መናእሰይ ዝተወሰደ ምስሊ እዩ፡፡ ነዚ ሆስፒታል ኣብ መቐለ እቲ ዝዓበየ ሆስፒታል እዩ፡፡

እዚ ናይ መፅሓፍ ሽፋን ሓደ ኮይኑ ናይቲ መፅሓፍ ኣርእስቱ ክዓኒ ሳታወላዉል ኣድርገው ዝብል መፅሓፍ እንትኸዉን ላዕለዋይ ገፅ ናይቲ መፅሓፍ ሽፋን ንርኢ ኣለና ኣብዚ ምስሊ።

ኣብዚ ስእሊ ናይ ዝተፈላለዩ ዓይነት ሽቶታት ምስሊ ኮይኑ ምስ ዋግኡ ዝተቀመጠሉ እዩ ካብኣቶም እዚ ብፀሊም መቀመጢ ዝተዘጋጀወ ሓደ ሽሕን ክልተ ሚኢትን ዋጋ የመላክተና ኣሎ፡፡

ቤት ብልዕን መስተን መብዛሕትኡ ግዜ ንምግብነትን ንመስተነትን ሰባት ይጥቀመሎም እዚ ንርኦ ዘለና ካዓ ሓደ ካብቶም ኣገልግሎት ዝህብ ዓይነት ቦታ እዩ ። ኣብ ከባቢ ኣክሱም ዝርከብ ሓደ ናይ ምግብን መስተን መሸጢ ቦታ እዩ።

ኣብ ቀፅሪ ሓወልቲ ኣኽሱም ዝርከብ ታሪኻዊ እምኒ እዩ።